እዚ እንሪኦ ዘለና ቦታ ናይ ዕዳጋ ቦታ ኮይኑ ናይ ስፌታት እክልታት መሸጢ ቦታ መሸጢ ዕዳጋ እዩ፡፡

እዚ እትርእዎ ዘለኩም ናይ ደደቢት ትካል ልቃሕን ዕቋርን ባንኪ ኮይኑ ደቀቅትን ዓበይትን ትካላት ዘልቅሕ ባንኪ እዩ።

እሺ እዚ ንሪኦ ዘለና ማሕበር ልምዓት ትግራይ ኮይኑ ናይ ትግራይ ልምዓትን ትካላትን ዘዕቢ ኮይኑ ብደቂ ትግራይን ብዲያስፖራን ዝተሰርሐ ትካል እዩ።